መሰረተ ልምዓት ማለት ሕብረተሰብ ብሓባር ግልጋሎት ዝረክብሎም ኮይኖም ከም ጥዕና ትካላት፣ ፅርግያ ፣መብራህቲ ፣ባንኪ፣ ቤት ትምህርትን ካልኦትን ዝሓዙ እዮም። አብ ዓድና እኩል ዝኮነ መሰረተ ልምዓት እኒኦ ኢልኩም ዶ ትሓስቡ ?

ሕጊ ኣኽበርቲ ማለት ብመንግስቲ ብዝባሃቦም ስልጣን መሰረት ሕጊ ዘኽብሩን ሕጊ እንትጣሓስ ድማ ግቡእ ዝኾነ ቅፅዓት ዝህቡን ኣካላት ማለት እዮም። ኣብ ከባቢኹም ሕጊ ኣኽበርቲ ኣለዉ ዶ?

ሕብረተሰብ ማለት ብስድራ ወይ ድማ ብደም ክራከቡ ዘይክእሉ ዝተፈላለዩ ጉጅለታት ዝሓቆፈ እንትከውን ስድራ ማለት ድማ ብደም ወይ ድማ ብስጋ ውሉድን ውላድን ሓውን ሓፍት ዝባሃሉ ዝተኣሳሰሩ ቤተሰብ ዝሓዘ እንትከውን ንስካትኩም ከ ምስ ቤተሰብኩም ዶ ትነብሩ?

ምግቢ ማለት ደቂ ሰባት ብሂወት ንክነብሩ ካብ ዘድልይዎም መሰረታዊ ነገራት እቲ ሓደ እዬ ። ዝተፈላለዬ ዓይነታት ኣሰራርሓ ምግቢ ኣለው ። ንስካትኩም ኣብ ገዛኩም ብተደጋጋሚ እትሰርሕዎ ዓይነት ምግቢ ይህሉ ዶ ይከውን?

ናይ ገዛ አቁሑ ማለት ኣብ ገዛ ስራሕቲ ንምስላጥ ንጥቀመሎም ናዉቲ እንትኾኑ ናይ ቢሮ አቁሒት ድማአብ ቢሮ ንጥቀመሎም መሳርሒታት እዮም ንአብነት ከብ ትጥቀሙሎም ጥቀሱ?

ፋሽን ማለት ግዝይኡ ሓልዩ ዝመፅእን በብግዝይኡ ድማ ዝለዋወጥን ናይ ደቂ ሰባት ኣከዳድናንን ፀጉሪ ኣሰራርሓን ናይ ካልኦት ለውጥን እዩ። ንስካትኩም ከ ስዓብቲ ፋሽን ዲኩም ?

መስተታት መስተታት ማለት ደቂ ሰባት ፃምኦም ንምርዋይን ንባዕሎም ንምዝንጋዕን ምንቅቃሕን ክወስድዎም ዝክእሉ ፈሰስቲ ነገራት እዮም ። ንስካትኩም ቡዙሕ ግዘ ትወስድዎ ዓይነት መስተ አሎ ዶ ?

ገዛን መንበርን ማለት ሰባት ንባዕሎም ካብ ጉድኣት ንምክልኻል ካብ ፀሓይ ካብ ዝናብ ካብ ቁሪ ካልኦት ጎዳእቲ ነገራትን ንምክልኻል ዝጥቀሙሉ መፅለሊ ቦታ እዩ። ዝተፈላለዩ ዓይነት ገዛ ኣለዎ ።ንስካትኩም ትነብሩሉ ወይ ትጥቀሙሉ ዓይነት ገዛ እንታይ እዩ ?

ጉዕዞን ቱሪዝምን ስደትን፡- ጉዕዞ ማለት ካብ ቦታ ናብ ቦታ ዝግበር ምንቅስቃስ እንትከውን ቱሪዝም ድማ ሕፅር ዝበለ ግዜ ብዕረፍቲ ወይ ድማ ብስራሕ ምክንያት እንገብሮ ምንቅስቃስ እዩ፡፡ ስደት ድማ ካብ ቦታ ናብ ቦታ ዝግበር ናይ ቦታ ለውጢ እዩ፡፡ ንስካትኮም ከ ጉዕዞ ምግባር ትፈትዉ ዶ?

ናይ ገዛ አቁሑ ማለት መዓልታዊ ኣብ ገዛና መዓልታዊ ሰራሕቲ ንምስላጥ እንጥቀመሎም ወይደማ ዘሕጉዝና ናውቲ ገዛ ማለት እዬ ። ንአብነት እንበልዐሉ ብያቲ እንሰትየሉ መስተይ ካልኦትን የጠቃልል ። ንስካትኩም ኣብ ገዚኩም እትጥቀምሎም ናይ ገዛ ኣቁሑ ኣለውኩም ዶ?

ትምህርቲ ሰባት አተሓሳስብኦምን ንምስፋሕን ንምዕባይን ፍልጠት ንምርካብን ዝጥቀመሉ ሜላ እዩ። ትምህርቲ ብቡዛሓት መንገዲ ክንረክቦ ንክእል ንስካትኩም ብከመይ መንገዲ ትምህርቲ ትረክቡ?

ፋሽን ማለት ግዜኦም ሓልዮም ዝመጹ በብግዚኡ ድማ ዝለዋወጡ ናይ ደቂ ሰባት ኣከዳድና ክዳን ኣሰራርሓ ጸጉርን ካልኦት ለዉጢ እዮም። ንስካትኩም ከ ኣብ ሂወትኩም ፋሽን ስዓብቲ ዲኩም?

ቤተሰብ ብሓዳር ብደም ዝምድና ማለት እዉን ዉላድን ዉሉዳትን ኣሕዋት ዝተኣሳሰሩሉን ሰባት እዮም። ሕብረተሰብ ማለት ካብ ቤተሰብ ልዓቢ ናይ ዝተፈላለዩ ቤተ ሰባትን ዉልቀ ሰባትን ጉጅለታት ለካትት እዩ ሕብረተሰብ ተስማዕሚዑ ንኽነብር እንታይ ክገብር ኣለዎ ኢልኩም ትሓስቡ?

ፖለቲካ ማለት ሕብረተስብ ከመይ ክመሓደር ከምዘለዎምን ከመይ ስልጣን ክመቃቀሉ ከምዘለዎምን ውሳነታት ከመይ ተግባራዊ ክኮኑ ከምዘለዎምን ዘርእየና መንገዲ እዩ። ኣብ ዓዲና ዝሐሸ ብርኪ ፖለቲካ አሎ ኢልኩም ዶ ትሓስብ?

ስራሕ ማለት ደቂ ሰባት መሰረታዊ ድሌቶም ንምምላእ ዘድልዮም ኣታዊ ክረኽቡሉ ዝኽእሉ ጉልበቶም ፣ፍልጠቶም ፣ክእለቶምን ዘፍስስሉ ቦታ ማለት እዩ። ዝተፈላለዩ ዓይነት ስራሕትታት ኣለዉ። ንስኻትኩም ዝሰርሑዎ ዓይነት ስራ እንታይ እዩ?

ንግድን ምትዕድዳግን ማለት ንስካ ክተፍርዮም እትኽል ምህርቲ ንስኻ ክተፍርዮ ብዘይትኽእል ምህርቲ ምቅያር ማለት እዩ። ንኣብነት ኣትኽልቲ ተፍሪ ተኾይንካ ብገንዘብ ምቅያር ማለት እዩ። ንስኹም ትፈልጥዎ ዓይነት ምህርቲ ንግድን ምትዕድዳግን ኣሎ ዶ?

ፅሕፈት መሳርሒ ማለት ፅሕፈት ንክንፅሕፍ ክሕግዙና ዝክእሉ መሳርሕታት ማለት እዩ። ንአብነት ስክርቢቶ ፣ወረቀት ፣እርሳስ ካልእት ንስካትኩም ከ ፅሕፈት ንክንፅሕፍ እንታይ እንታይ ዓይነት ፅሕፈት መሳርሒ ትጥቀሙ ?

ጥበብን ባህልን ናይ ሓደ ማሕብረተሰብ መንነት ዘንፀባርቑን ዝገልፁን ኾይኖም ንማሕበረ-ቁጠባዊ ዕብየት ይሕግዙ። ባህልና ተዓቂቦም ተሓልዮምን ክከዱ ይግባእ ።ንስኩም ከ ባህልኩም ኣብ ምሕላይ ክንደየናይ ትሰርሑ?

ፀጉሪ ማለት ኣብ ደቂ ሰባት ከምኡ እውን ኣብ መጥበውቲ እንስሳታትን ኣብ ልዕሊ ቆርበትን ዝቦቅል ክሪ ዝመስል ነገር እንትኸውን ፀጉሪ ንደቂ ሰባት ብዙሕ ጥቕሚ ኣለዎ ንስኻትኩም ትፈልጥዎ ጥቕሚ ፀጉሪ ኣለኩም ዶ?

ሱፐርማርኬት ኣቑሑ ማለት ዝተፈላለዩ ደቂ ሰባት ክጥቀምሎም ዝኽእሉ ክበልዕዎም ወይድማ ክሰትይዎም ዝኽእሉ ኩሎም ዓይነታት ኣቕሓ ክንረክበሉ ንኽእል ዓብይ ናይ ንግዲ ትካል እዩ። ንስካትኩም ካብ ሱፐርማርኬት ኣቁሑ ገዚእኹም ትፈልጡ ዶ?

መሰረታዊ ልምዓት ማለት ደቂ ሰባት ወይ ድማ ማሕበረሰብ ብሓባር ግልጋሎት ዝረኽቡሎም ቦታ ማለት እዮም ።ንኣብነት ከም ቤት ትምህርቲ፣ ጥዕና ትካላት፣ ፅርግያ ፣ባንኪ ካልኦትን ዘጠቓልሉ እዮም ።ንስኻትኩም ኣብ ከባቢኹም እኹል ዝኾነ መሰረተ ልመዓት ኣለኩም ዶ?

ኣርማ ማለት ናይ ዝተፈላለዩ ንግዲ ትካላት ናይ ውልቀ ሰባት ትካላትን መንግስታዊ ትካላትን መፍለይ ምልክት ማለት እንትኮን ናይ ባዕሉ ዝኮነ መልእክትን ዕላማን ክህልዎ ይክእል፡፡ ንስካትኩም ብፉሉይ እተስተውስዎ ኣርማ ኣለኩም ዶ?

ሱፐር ማርኬት ኣቁሑ ማለት ደቂ ሰባት ንምግብነት ወይ ድማ ካልኦት ስራሕታት ንምስራሕ ዝጥቀምሎም መሳርሒ ክዕድግሎም ዝክእሉ ዓብዪ ናይ ንግዲ ትካል እዩ። ንስካትኩም ከ ካብ ሱፐር ማርኬት ኣቁሑ እንታይ ዓዲግኩም ትፈልጡ?

ፋሽን ናይ ሰባት ማንነት ድሌትን ዝገልፅ ዓርሰ እምነትንክህልወና ዝገብር ኮይኑ አብ ክዳን ጫማ ናይ ፀጉሪ አሰራርሓ ናይ ቅዲ ለዉጢ ማለት እዪ ንስኹም ከ ፋሽን ሰዓብቲ ዲኹም?

ኤሌትሪኒክስ ማለት ብኤሌትሪክ ዝስርሑ ዕለታዊ መነባበሮ ደቂ ሰባት ከዕልሉን ከስልጡን ዝክእሉ መሳርሕታት ማለት እዬም። ንስካትኩም አብ ቀረባኩም እትፈልጥዎ ወይ ድማ እትጥቀምሉን ዓይነት ኤሌትሮኒክስ አለው ዶ?

ፅሕፈት መሳርሒ ማለት ፅሕፈት ንክንፅሕፍ ንክነባዝሕ ዝጠቕሙና አቑሑት ማለት እዩ ንአብነት ወረቀት መባዝሒ ማሽን ካልኦትን ይጥቀሱ ንስኻትኩምከ ፅሕፈት ንምፅሓፍ ትጥቀምዎም ፅሕፈት መሳርሒ አለው ዶ ?

ፀጉሪ ማለት አብ ደቂ ሰባትን ካልአት መጥቦውቲ እንስሳ አብ ልዕሊ ቆርበቶም ዝበቁል ክሪ ዝመስል ነገር እዩ ጥቅምታት ፀጉሪ ካብ እንብሎ ሙቀት ይከላከል መጋየፂን መፈለይን እዩ። ቆርበት ካብ ጉደአት ይከላከል ንስኩም ከ ፀጉሪ ንምንታይ ይጠቅም ኢልኩም ትሓስቡ?

መጋየጺ ማለት ሰባት ወይ ድማ ነገራት ካብ ዝነበሮም ተፈጥራዊ መልክዕ በልፆምን ደሚቆምን ንክርኣዩ እንጥቀሞም ዝኮነ ዓይነት ተግባር እዩ። ንስካትኩም ከ በሊፅኩምን ደሚቆምን ንክትርኣዩ እትጥቀምዎ ዓይነት መጋየፂ ኣለኩም ዶ?

መፅሓፍትን ጋዜጣን ብዘሓት ሓበሬታን ግዚኦም ዝሓለው ሓደሽቲ ፍፃመታትን ብዙሓት ክንፈልጦም ዝግቡኡና ነገራት ክነግንየሎም እንክእል መንገድታት እዮም ንስካትኩም ከ ሓድሽ ነገር ንምፍላጥ እንታይ ዓይነት መንገዲ ትጥቀሙ?

ናይ ገዛን በረካን እንስሳት፡ ናይ ገዛ እንስሳት ማለት ምስ ደቂ ሰባት ተላሚዶም ክነብሩ ዝክእሉ እንስሳት እንትኮኑ፣ ናይ በረካ እንስሳት ድማ ምስ ደቂ ሰባት ሓቢሮምን ተላሚዶምን ክነብሩ ዘይክእሉ እንስሳት እዮም። ናይ በረካ እንስሳት ንምንታይ እዮም ምስ ደቂ ሰባት ተላሚዶም ክነብሩ ዘይክእሉ ?

ተፈጥሮን ኣከባቢን ፡- ተፈጥሮ ማለት ካብ ኣታዊነት ደቂ ሰባት ነፃ ኮይኑ ብተፈጥሮ ጥራሕ ክንረክቦ እንክእል ኮይኑ ኣከባቢ ድማ ተፈጥሮን ሰብ ስራሕ ነገራትን ብሓባር ክንረክቦም ንክእል ቦታ እዩ፡፡ ንስካትኩም ከ ናይ ተፈጥሮ አድነቅቲ ዲኩም?

መሰረታዊ ልምዓት ማለት ሕብረተሰብ ብሓባር ክጥቀመሎም ዝክእሉ መንግስታዊ ትካላት ማለት እዩም። ንኣብነት ቤት ትምህርቲ፣ ባንኪ፣ ፅርግያ ካልኦትን እዮም። ንስካትኩም ከ ኣብ ከባቢኩም እኩል ዝኮነ መሰረታዊ ልምዓት ኣለኩም ዶ?

ስራሕ ማለት ደቂ ሰባት መሰረታዊ ድሌቶም ንምምላእ ዘድልዮም ኣታዊ ክረክብሉ ዝክእሉ መንገዲ እንትከዉን ዝተፈላለዩ ዓይነት ስረሓቲታት ኣለዉ ንስካትኩም ትሰርሕዎም ወይ ድማ ትፈልጥዎም ዓይነት ስራሕቲ እንታይ እንታይ ኣለዉ ?

ጫማ ማለት ደቂ ሰባት እግሮም ካብ ዝተፈላላዩ ጎዳእቲ ወይድማ ቈሪ፣ ፀሓይ፣ ርስሓትን ካልኦት ነገራት ንምክልካል ኣብ እግሮም ዝገብርዎ ነገር እንትኸዉን ጫማ ካብ ዝተፈላለዩ ነገራት ይስራሕ። ንስካትኩም ከ ካብ ምንታይ ዝተሰርሐ ጫማ ትጥቀሙ?

ሙዚቃ ማለት ደቂሰባት ስሚዒቶም ንምግላፅ ማለት እውን፦ ሓዘኖም፣ ደስተኦም፣ ጭንቀቶምን ከንፀባርቕሉ ዝኽእሉ መንገዲ እዩ። ንስኻትኩም ኸ ትፈትይዎ ወይ ድማ ተድንቕዎ ዓይነት ሙዚቃ ኣለኩም ዶ?

ፖለቲካ ማለት ሕብረተሰብ ከመይ ክመሓዳደሩ ስልጣን ከመይ ክመቓቐሉን ከም ዘለዎን ውሳነታት ከመይ ተግባራዊ ክኾን ከምዘለዎምን ዘርኤና መንገዲ እዩ ንስኻትኩምከ ብዛዕባ ፖለቲካ ትፈልጥዎ ወይ ድማ ተሓስብዎ ነገር ኣለኩምዶ ?

ንግድን ምትዕድዳግን ማለት ሂብካ ምቅባል ማለት እዩ። ግዜኻን ጉልበትካን ተጠቂምኻ ዘፍረካዮም ምህርቲ ንስካ ክተፍርዮም ብዘይከኣልካ ናብ ምህርቲ ምቅያር ማለት እዩ። ንኣብነት ኣትክልቲ ነፍሪ እንድሕር ኮይና ን ገንዘብ ንቅይሮ። ኣብ ንግዲ ዘለኩም ኣረኣእያ ከመይ እዩ?

ሕጊ መክበርቲ ማለት ብሕጊ ዝተዉሃቦም ስልጣን ተጠቂሞምን ሕጊ ዘክብሩ ናይ መንግስቲ ኣካላት እዮም። እዞም ኣካላት እዚኦም ናይ ህዝቢ ድሕንነት ንምሕላዉ ገበን ምክልካልን ገበን እንተፍፀም ግቡእ ቅፅዓት ምዉሳድ ዋና ስርሖም እዩ ሕጊ ንምክባር እንታይ ግደ ንፃወት ኢልኩም ትሓቡም ?

ናይ ገዛን ቢሮን ኣቁሑ ማለት ፡- ናይ ገዛ ማለት ኣብ ገዛና ዕለታዊ መነባብሮና ንምስላጥ እንጥቀመሎም ናውቲ እንትኮኑ ናይ ቢሮ ኣቁሑ ድማ ኣብ ቢሮ እንሰርሖም ስራሕቲ ንምሕጋዝ እንጠቅሞም ናውቲታት እዮም፡፡ ንኣብነት ካብ ናይ ገዛ ኣቁሕት እትፈልጥዎም እንታት እንታይ ኣለዉ?

ፅሕፈት መሳርሒ ማለት ፅሕፈት ንኽንፅሕፍ ዝሕጉዝና ናውቲ ማለት እዩ። ልአብነት ወረቀት፣ እስክርቢቶ ናይ ፅሕፈት ማሽን ካልኣትን እዮም። ንስኻትኩም ኸ ፅሕፈት መሳርሒ ተጠቂሙኹም ፅሕፈት ፂሒፍኹም ትፈልጡ ዶ?

ዜና ማለት ግዚኦም ዝሓለዩን ሓደሽቲ ሓበሬታ ክንሰምዐሉን ክንረክበሉን እንክእል መንገዲ እንትከውን ዜና ንሓንቲ ዓዲን ሕ/ሰብን ወሳኒ እዩ፡፡ ንስካትኩም ከ ዜና ምክትታል ልምዲ ኣለኩም ዶ?

መጋየፂ ማለት ሰባት ወይ ድማ ነገራት ካብ ዝነበሮም ተፈጥራዊ መልክዕ በሊፆምን ደሚቖምን ንኽራኣዩ እንገብሮ ዝኾነ ይኹን ዓይነት ተግባር እዩ ንስኻትኩምከ ደሚቕኩምን በሊፅኩምን ንኽትርኣዩ ትጥቆምዎ ዓይነት መጋየፂ ኣለኩምዶ ?

ንግድን ምትዕደዳግን ማለት ንስካ ክተፈርዬ እትክእል ምህርቲ ህብካ ንስካ ክተፍርዮ ብዘይትክእል ምህርቲ ምቅያር ማለት እዩ። ንአብነት አትክልቲ እንደሕር አፍሪካ ብገንዘብ ምቅያር ማለት እዩ። ንስካትኩም ከ እንታይ ዓይነት ንግድን ምትዕደጋግን ትፈልጡ?

መሳርሒ ማለት ኣብ ገዛ ወይ ኣብ ስራሕ ስራሕትና ንምስላጥ ዝሕጉዝና ናውቲ ማለት እዮም። ንስካትኩም ኣብ ገዛኩም ወይ ድማ ኣብ ስራሕኩም ትጥቀምሎም መሳሒ ናውታት ኣለው ዶ?

ጉዕዞን ቱሪዝምን ስደትን : ጉዕዞ ማለት ካብ ሓደ ቦታ ናብ ሓደ ቦታ ዝግበር ምንቅስቓስ እንትኸውን ቱሪዝም ድማ ንሕፅር ዝበለ ብስራሕ ወይ ድማ ብዕረፍቲ እንገብሮ ምንቅስቓስ እዩ ስደት ማለት ድማ ካብ ሓደ ቦታ ናብ ሓደ ቦታ እንገብሮ ለውጢ እዩ ንስኻትኩም ከ ጉዕዞ ጌርኩም ትፈልጡ ዶ ?

ሕብርተሰብን ስድራን ስድራ ብሓዳር ብደምን ዝምድናን ማለት ዉን ውልድን ወላድን ኣሕዋት ዝተኣሳሰሩ ሰባት እዮም። ሕብረተሰብ ማለት ካብ ቤተሰብ ዝዓቢ ናይ ዝተፈላለዩ ሰባትን ውልቀ ሰባትን ጉጅለታትን ዘከታተ እዩ። ሕብረተሰብ ተስማዕምዖም ንክነብሩ እንታይ ክገብሩ ኣለዎም?

ትምህርቲ ማለት ደቂሰባት ካብ ዝነበሮም ናይ ኣተሓሳስባ ዓቅሚ ወይ ድማ ናይ ፍልጠት ብርኪ ሓፍ ንክብሉ ዝገብሮም ዝሐሽ መንገዲ እዩ። ንስካትኩም ከ ናይ ኣተሓሳስባ ለዊጢ ንምምፃእ ወይ ድማ ዘለክሞ ብርኪ ፍልጠት ንምዕባይ ትምርቲ ትመሃሩ ዶ ?

ሕጊ ኣክበርቲ ማለት ብመንግስቲ ብዝተወሃቦም ስልጣን መሰረት ሕጊ ዘክብሩን ሕጊ እንትጣሓስ ድማ ግቡእ ዝኮነ ቅፅዓት ዝህቡን ኣካላት እዮም፡፡ ንኣብነት ከም ፖሊስ ካልኦትን። ንስካትኩም እትፈልጥዎም ሕጊ ኣክበርቲ ኣለዉ ዶ?

መሳርሒ ማለት ናይ ሰባት ጉልበትን ከእለትን ተጠቂምና ስራሕትና ንምቅላል እንጥቀመሎም ነገራት እዮም።

ጉዕዞን ቱሪዝምን ማለት ካብ ቦታ ናብ ቦታ ዝግበር ምንቅስቃስ እንትኾን፣ ቱሪዝም ድማ ንሕፅር ዝበለ ግዜ ብዕረፍቲ ወይ ድማ ብስራሕ ምክንያት ዝግበር ምንቅስቃስ እዩ። ስደት ድማ ካብ ቦታ ናብ ቦታ ዝግበር ለዉጢ እዩ። ንስኹም ከ ጉዕዞ ትፈትዩ ዶ ?

ሕጊ ኣክበርቲ ማለት ብመንግስቲ ብዝወሃቦም ስልጣን መሰረት ሕጊ ዘኽብሩ ሕጊ እንትጣሓስ ድማ ግቡእ ዝኾነ ቅፅዓት ዝህቡን ኣካላት እዮም። ኣብ ከባቢኹም ሕጊ ዘኽብሩ ሕጊ ኣክበርቲ ኣለዉኹም ዶ ይኾኑ?

ምግቢ ማለት ደቂ ሰባት ብሂወት ንኽጸንሑ ካብ ዘድልዮም መሰረታዊ ነገራት ሓደ እዩ። ምግቢ ብተወሳኺ ንደቂ ሰባት ሓይልን ጉልበትን ይህብ ። ዝተፋላለዩ ዓይነት ምግቢ ኣለዉ። ንስኻትኩም እትፈትውዎ ዓይነት ምግቢ እንታይ እዩ?

መጋየጽን መማላክዕን ማለት ሰባት ወይድማ ነገራት ካብ ዝነበሮ ተፈጥራዊ መልክዕ በሊጾም ንክረኣዩ ዝጥቀምዎ ዝኮነ ዓይነት ተግባር እዩ። ንስካትኩ ካብ ዝነበረኩም ተፈጥራኣዊ መልክዕ በሊጽኩምን ደሚቅኩምን ንክትረኣዩ ትጥቀምዎ ዓይነት መጋየጽን መማላክዕን እንታይ እዩ?

ትራንስፖርትን ተሽከርከርትን ማለት ነገራት ወይ ድማ ሰባት ካብ ቦታ ናብ ቦታ ንምቅስቃስ እንጥቀመሉ ነገራት እዮም፡፡ ንስኻትኩም ካብ ቦታ ናብ ቦታ ንምቅስቃስ እትጥቀምዎም ትራንስፖርትን ተሽከርከርትን እንታይ እንታይ እዮም?

ፋሽን ማለት ደቂ ሰባት ዝጥቀምሉ ግዚኡ ሓልዩን ዝመፅእን ንሓፂር ግዜ ዝፀንሕን መንገዲ እዩ። ናይ ኣከዳድና ፣ናይ ኣሰራርሓ ፀጉሪን ካልኦትን የጠቓልል ንስኻትኩምከ ፋሽን ሰዓብቲ ዲኹም ?

ንግድን ምትዕድዳግን ማለት ንስኻ እተፍርዮ እትኽእል ምህርቲ ሂብኻ ንስኻ ዘይተፍርዮ ምህርቲ ምቕባል ማለት እዩ። ንኣብነት ኣትክልቲ ሂብካ ገንዘብ ምቕባል ማለት እዩ። ንስኻትኩም እትፈልጥዎ ካሊእ ዓይነት ንግድን ምትዕድዳግን መንገዲ ኣሎዶ?

ጫማ ማለት ኣብ እግሪ ዝግበር ኮይኑ እግርና ካብ ዝተፈላለዩ ጎዳእቲ ነገራት ርስሓት ቁርን ካልኦት ነገራትን ዝከላኸልና እዩ፡፡ ዝተፈላለዩ ዓይነት ጫማ ኣለው ንስኻትኩም ኸ ካብ ምንታይ ዝተሰርሐ ወይ ድማ ከመይ ዓይነት ጫማ ትጥቀሙ፡፡

ሕጊ መክበርቲ ማለት ብሕጊ ዝተዋህቦም ስልጣን ተጠቅሞም ሕጊ ዘክብሩ ናይ መንግስት ኣካላት እዮም። እዛም ኣካላት እዚኦም ናይ ህዝቢ ድሕንነት ምሕላውን ገበን ምክልካልን ገበን እንትፍፀም ግቡእ ቅፅዓት ምውሳድን ዋና ስርሖም እዩ። ሕጊ ንክክበር እንታይ ግደ ትፃወቱ ንስኩም ከ?

መጋየፅን መመላክዕን ማለት ደቂ ሰባት ወይ ድማ ነገራት ካብ ዝነበሮም ተፈጥራአዊ መልክዕ ወቂቦምን ፀቢቆምን ንክርአዩ እንገብሮ ዝኾነ ይኹን ዓይነት ተግባር እዩ። ንስኻትኩም ከ መመላክዒ ወይ ድማ መጋየፂ ትጥቀሙ ዶ?

ፋሽን ማለት ንዝተወሰነ ግዜ ተቐባልነት ዘለዎ ናይ ክዳን፣ ናይ ፀጉሪ ኣሰራርሓን ካልኦት እንጥቀመሎም ዘይቤ እዩ፡፡ ፋሽን ማለት በቢግዚኡ ተለዋዋጥን ተቐያያርን እዩ፡፡ ንስኻትኩም ከ እትፈልጥዎ ወይ ድማ እትጥቀምዎ ዓይነት ፋሽን ኣሎዶ?

ንግድን ምትዕድዳግን ማለት ግዜካን ጉልበትካን ተጠቂምካ ዘፍረካዮ ምህርቲ ንስካ ክተፍርዮ ብዘይትክእል ምህርቲ ምቅያር ማለት እዩ። ኣብነት ኣትክልቲ ተፍሪ እንተድኣ ኮንካ ብገንዘብ ምቅያር ማለት እዩ ንስካትኩም ከ ኣብ ከመይ ዓይነት ንግዲ ትሳተፉ ኣለኩም ?

ኣትክልትን ኣሕምልትን ንደቂ ሰባት ንምግብነት ዘገልግሉ ኮይኖም ብተወሳኪ ድማ ሕማም ተከላከልቲ እዮም። ንኣብነት ኣትክልትን ኣሕምልትን ዝብሃሉ ቆስጣ፣ ስላጣ ካሎኦትን እንትኮኑ ንስካትኩም ከ ኣትክልትን ኣሕምልትን ምምጋብ ትፈትዉ ዶ?

ትራንስፖርትን ተሽከርከርትን ማለት ሰባት ወይድማ ነገራት ካብ ሓደ ቦታ ናብ ሓደ ቦታ ንምቅስቃስ እንጥቀመሎም ማለት እዮሞ ንኣብነት መኪና ኣዉሮፕላን። ካልኦትን ንስካትኩም ከ ካብ ቦታ ናብ ቦታ ንምቅስቃስ ትጥቀምዎም ዓይነት ትራንስፖርትን ተሽከርከርትን ኣለዉ ዶ?

ሙዚቃ ማለት ደቂ ሰባት ስምዒቶም ዝገልፅሉ ማለት እውን ሓዘኖም ደስተኦም ኣድናቅቶምን መልእክቶምን ዘመሓላልፍሉ መንገዲ እዩ፡፡ ዝተፈላለዩ ዓይነት ሙዚቃ አለው፡፡ ንስካትኩም ከ ብፍሉይ እትፈትውዎ ዓይነት ሙዚቃ ኣለኩም ዶ?

ቤት ምግብን መስተን ማለት ዝተፈላለዩ ምግብታትን መስተን ክንረኽበሉ እንኽእል ናይ ንግዲ ትካል እዩ፡፡ ንስኻትኩም ምግብን መስተን ንምርካብ ትጥቀምሉ ቤት ምግብን መስተን ኣለኩም ዶ?

ተፈለጥቲ ሰባት ብቡዙሕ ሰባት ልፍለጡን ዝኽበሩ ውለቀ ሰባት እዮም። ቡዙሕ ግዜ ብሞየኦምን ብኽእለቶምን ብስረሖምን ወይ ድማ ብዝሰርሕዎ ፅቡቅ ስራሕ ኣብ ሰባት ፅዕንቶ ዝፈጠሩ ሰባት እዮም። ንስኻትኩም እትፈልጥዎ ተፈላጢ ሰብ እንአ ዶ?

ኣርማ ማለት ናይ ዝተፈላለዩ መንግስታዊ ትካላት ናይ ውልቀ ሰብ ትካላት ናይ ንግዲ ቦታታት መፍለይ ምልክት ማለት እዩ። ንሳቶም ድማ ናይ ባዕሎም ዝኾነ መልእኽትን ዕላማን ክህልዎም ይኽእል። ንስካትኩም ብፉሉይ ተስታውስዎ ኣርማ ኣለኩም ዶ?

ትራንስፖርትን ተሽከርከርትን ማለት ደቂ ሰባት ወይ ድማ ነገራት ካብ ቦታ ናብ ቦታ ንምንቅስቃስ ዝጠቅሙና ግዜናን ጉልበትናን ዝቁጥቡልና መንገዲ እዮም ።ንስካትኩም ከ ትፈትዉዎ ወይድማ ብበዝሒ ትጥቀምዎ መጓዓዝያ ወይድማ ትራንስፖርት ኣሎ?

ባህላዊ ሕክምና ማለት ብሳይነስን ምርምርን ዘይተደገፈ ግን ድማ ብልምዲ ተሓጊዞም ናይ ጥዕና ግልጋሎት ዝህብ ቦታ ማለት እዩ ። ንስካትኩም አብ ከባቢኩም ትፈልጥዎ ወይ ድማ ትግልገልሉ ባህላዊ ሕክምና አሎ ዶ?

ትራንስፖርትን ተሽከርከርትን ማለት ሰባት ወይድማ ነገራት ካብ ሓደ ቦታ ናብ ሓደ ቦታ ንምንቅስቃስ ንጥቀመሎም መሳርሒ እዮም፤ ንኣብነት መኪና ኣዉሮፕላን ካልኦትን እዮም። ንስካትኩም ከ ኣብ ቀረባኩም ትጥቀምዎ ትራንስፖርትን ተሽከርከርትን እንታይ እንታይ እዮም?

ሕርሻን ግብርን ማለት ደቂ ሰባት ወይድማ እንስሳት ንምግብነት ክጥቀምሎም ዝክእሉ ፍርያት እነፍርየሉ መንገዲ እዩ፤ ብተወሳኪ ድማ ሕርሻን ግብርን ኣብ ገጠር ኣከባቢ ይካየድ። ሕርሻን ግብርን ናብ ዘበናዊ መንገዲ ንምምጻእ እንታይ ይስራሕ ኣሎ እልኩም ትሓስቡ?

ትምህርቲ ማለት ደቂ ሰባት ዘለዎም ኽእለትን ፣ኣተሓሳስባን፣ ፍልጠትን ዘስፍሕሉን ኣብ ዝሓሸ ብርኪ ዘዕቢይሉን ሜላ እዩ ። ንስኻትኩም ትምህርቲ ትፈትው ዶ?

መፋለጢ ማለት ደቂሰባት ስራሕቶም ወይድማ ምህርቶም ብዓደግቶም ወይ ድማ ብተገልገልቲ ተመረፅቲ ንክኾኑ ዝገብርዎ ናይ ምልላይ መንገዲ ኮይኑ ንስኻትኩም ከ መፋለጢ ስሒብኩም ዝገዛእኩሞ ወይድማ ዝተጠኸምኩሞ ኣገልግሎት አሎ ዶ?

ጥበብን ባህልን ናይ ሓደ ማሕበረተሰብ መንነት ዘንፀባርቁን ዝገልፁን ኮይኖም ማሕበረ ቁጠባዊ ዕብየት ይሕግዙ ።ባህሊ ማለት አበላልዓ ክኾን ይክእል ፣አሰታትያ ክኾን ይክእል፣ ደስታን ሓዘንን እንገልፀሉ መንገዲ ክኾን ይክእል ፣ንስካትኩም ከ ትፈልጥዎ ከመይ ዓይነት ባህሊ አሎ?

ኣትክልትን አሕምልትን ንደቂሰባት ብምግብነት ዘገልግሉዎም እንትኾኑ ብተወሳኺ ድማ ሕማም ተከላከልቲ ምግብታት እዮም። ንአብነት አትክልትን አሕምልትን ንብሎም ቆስጣ፣ ሰላጣ ካልኦትን እዮም ንስካትኹም ከ አትክልትን አሕምልትን ተጠቀምቲ ዲኩም ?

መጋየፂ ማለት ሰባት ወይ ድማ ነገራት ካብ ዝነበሮም ተፈጥሮኣዊ መልክዕ ደሚቖምን መልኪዖምን ንኽረኣዩ ዝግበር ዝኾነ ይኹን ዓይነት ተግባር እዩ:: ንስኻትኩምከ ደሚቕኩምን በሊፅኩምን ንኽትረኣዩ ትጥቀምዎ ዓይነት መጋየፂ ኣሎ ዶ?

ተፈለጥቲ ሰባት ማለት ብዝሰርሕዎ ስራሕ ዘሕልፍዎ መልእክትን ብሰባት ዝፍተዉን ዝፍለጡን ዝክበሩን ሰባት ማለት እዩ፡፡ ንስካተኩም ኣብ ሂወትኩም ትፈትዉዎም ተድንቅዎም ተፈለጥቲ ሰባት ኣለዉ ዶ?

ናይ ገዛን በረኻን እንስሳት ናይ ገዛ እንስሳ እንብሎም ምስ ወድሰብ ተላሚዶም ክነብሩ ዝኽእሉ እንስሳት እንትኾኑ ከም ድሙ፣ ከልብን ዝተፈላለዩን እዮም። ምስ ወድሰብ ተሓዋዊሶም ክነብሩ ዘይክእሉ እንስሳት ድማ ናይ በረኻ እንስሳት ንብሎም ንአብነት ነብሪ፣ አንበሳ ካልኦትን። ካብ ናይ በረኻ እንስሳት ትፈርሕዎ እንስሳት አሎ ዶ?

ቤት ምግብን መስተን ማለት ዝተፈላለዩ ዝብሉዑ ወይድማ ዝስተዩ ክንረኽበሉ ንኽእል ዓብይ ናይ ንግዲ ትካል ማለት እዩ። ንስኻቱኩም ኸ ቤት ምግብን መስተን ከይድኹም እንታይ ዓይነት ምግቢ ወይድማ መስተ ተጠቂምኹም ትፈልጡ?

መዝናነዩ ቦታ ማለት ሰባት ካብ ዘለዎም ጭንቀትን ሓዘንን ወፂኦም ንባዕሎም ከዝናንይሉ ዝኽእሉ መዝናነይ ፍፃመታት ዝራኣየሉ ቦታ ማለት እዩ። ንስኻትኩም ከ መዝናነዩ ቦታ ከይድኩም ዶ ትፈልጡ ትኾኑ?

ሕርሻን ግብርን ማለት ንደቂ ሰባት ከምኡ ዉን ንእንስሳት ንምግብነት ከገልግሉ ዝክእሉ ምህርቲታ እነፍርየሉ መንገዲ እዩ ፡፡ እዚ ድማ ብበዝሒ ኣብ ገጠራት ኣከባቢ ይካየድ፡፡ ሕርሻን ግብርን ናብ ዘበናዊ መንገዲ ንምምፃእ ኣብ ዓድና እንታይ ክንሰርሕ ኢልኩም ትሓስቡ?

መጋየፂ ማለት ነገራት ምልኩዓትን ሰሓብትን ንምግባር ዝግበር ዝኾነ ይኹን ዓይነት ተግባር እዩ። ዕላማኡለ ብዙሕ ግዜ ፅባቐ ምፍጣርን ፍልይ ልበለ ምግባርን እዩ። ካብቶም ነጊፀሎም ንኽእል ነገራት እንታይ እንታይን እዮም ?

ፖለትካ ማለት ሕ/ሰብ ከመይ ክማሓደር ስልጣን ከመይ ክማቃቀል ከም ዘለዎም ውሳኔታት ከመይ ተግባራዊ ኩኩኑ ከም ዘለዎን ዘርኢና መንገዲ እዩ ።ኣብ ዓዲና ዝሓሸ ብርኪ ፖለትካ ኣለና ኢልኩም ተሓስቡ ዶ?

ኣትክልትን ኣሕምልትን ማለት ንደቂ ሰባት ንምግብነት ካብ ዘገልግሉ ነገራት እዮም ። ንኣብነት፦ ከም ቆስጣ፣ ስላጣ ዝመሳሰሉን እዮም። ኣትክልትን ኣሕምልትን ካብ ብምግብነት ብተወሳኪ ሕማም ተከላከልቲ እዮም ። ንስካትኩም ከ ብተደጋጋሚ ኣትክልትን ኣሕምልትን ናይ ምጥቃም ለምዲ ኣለኩም ዶ?

ኤሌክትሮኒክስ ማለት ብኤሌክትሪክ ዝሰርሑ ኮይኖም ኣብ ዕለታዊ ናብራ ደቂ ሰባት ስራሕቲ ከቕልሉን ከስልጡን ዝኽእሉ መሳርሕታት እዮም፡፡ ንስኻትኩም ኣብ ቀረባኹም ትጥቀምሎም ወይ ድማ ትፈትዩዎም ዓይነት ኤሌክትሮኒክስ ኣለው ዶ?

መፋለጢ ማለት ሰባት ስራሕቶምን ምህርቶም ብዓደግቶም ተመረፅቲ ንክኾኑ ዘላልየሉ መንገዲ እዩ። ንስካትኩም መፋለጢ ስሒብኩም ዝዓደክሞ ኣቕሓ ወይ ደማ ዝተጠቀምኩምዎ ኣገልግሎት ኣሎ ዶ?

ቤት ምግብን መስተን ማለት ዝተፈላለዩ ዝስተዩን ዝብሉዑን ምግቢታት እንረክበሉ ናይ ንግዲ ትካል እዩ፡፡ ንኣብነት ካብ ዝብላዕ ባህላዊ ምግብታት ካብ ዝስተዩ ሉስሉስ መስተታት እንረክበሉ እዩ፡፡ ንስካትኩም ከ ቤትምግብን መስተ ትጥቀሙ ዶ?

መፋለጢ ማለት ሰባት ስራሕቶም ወይድማ ምህርቶም ብዓደግቲ ወይ ድማ ብተገልገልቲ ተመረፅቲ ንክኮኑ ዝገብርዎ ናይ ምልላይ መንገዲ እዩ። ንስካትኩም ከ መፋለጢ ሲሕብኩም ዝዓደክምዎ ኣቅሓ ወይደማ ዝረከብክምዎ ግልጋሎት አለኩም ዶ?

ስራሕ ማለት ደቂ ሰባት መሰራተዊ ድልየቶም ንምምላእ ዘድልዮም ኣታዊ ክረኽብሉ ዝኽእሉ መንገዲ ማለት እዩ፡፡ ዝተፋላለዩ ዓይነት ስራሕቲታት ኣለዉ፡፡ ንስኻትኩም እትፈልጥዎ ወይ ድማ እትሰርሕዎ ዓይነት ስራሕ ኣለዶ?

መዝናነይ ቦታማለት ደቂ ሰባት ማለት ውን ዓበይቲ ክኾኑ ይኽእሉ፣ ህፃውንቲ ክኾኑ ይኽእሉ ካብ ዝነበሩዎ ጭንቀትን ድኻምን ወፂኦም ኣእምሮም ንምሕዳስ ዝመርፅዎ ቦታ እዩ፡፡ ንስኻትኩም ኸ ካብ ዝነበርኩምዎ ጭንቀትን ድኻምን ወፂኹም ኣብ መዝናነይ ቦታ ኸይድኩም ናይ ምዝንናይ ባህሪ ኣለኩም ዶ?

ፀጉሪ ማለት ኣብ ደቂ ሰባት ኸምኡውን ኣብ መጥበውቲ እንስሳት ኣብ ልዕሊ ቆርበት ዝበቁል ክሪ ዝመስል ነገር እዩ፡፡ ፀጉሪ ንደቂሰባትን ንመጥበውቲ እንስሳትን ብዙሕ ጥቕሚ ኣለዎ፡፡ ንስኻትኩም ትፈልጥዎ ጥቕሚ ፀጉሪ ኣሎኩም ዶ?

ሕርሻን ግብርናን:-ሕርሻ ማለት ንደቂሰባትን እንስሳትን ንምግብነት ንጥቀመሎም ፍርያታት ነግንየሉ መንገዲ እዩ፡፡ ሕርሻ ድማ መብዛሕትኡ ግዜ ኣብ ገጠራት ኣካባቢ ዝካየድ ስራሕ እዩ፡፡ ኣብ ዓድና ሕርሻና ብዘመናዊ መንገዲ ንምምፃእ ክንታይ ተሰሪሑ ኢልኩም ትሓስቡ?

ተራንስጶርትን ተሽከርከርትን ማለት ሰባት ክኾኑ ይቕሉ ነገራት ክኾኑ ይቕሉ ካብ ሓደ ቦታና ሓደ ቦታን ምንቂ ሥቓስ ይጥቀመሎም ሥራሕ መሣዘጠ ነገራት እዮም ንስኻትም ካብ ትጥቀምዎም ትራንስጶርትን ተሸከርክርትን እንተይንተየለዉ።

መሳርሒ ማለት ኣብ ገዛ ክኾን ይኽእል ኣብ ስራሕ ክኾን ይኽእል ስራሕትና ንምስላጥን ብጽፈት ንምስራሕን ዝሕግዙና ነገራት እዮም። ንስኻቶም ስራሕትኹም ንምስላጥ ትጥቀሙሎም መሳርሒ ኣለዉ ዶ?

ትራንስፖርትን ተሽከርከርቲን ማለት ደቂ ሰባት ወይ ድማ ነገራት ካብ ቦታ ላብ ቦታ ኣብ ልገብርዎ ምንቅስቓስ ጊዜኦምን ጉልበቶምን ልምቕናስ ልጥቀመሎም መንገዲ እዮም፡፡ ልኣብነት መከና፣ ኣውሮፕላን ካልኦትን፡፡ ንስኻትኩም ከ ጊዜኹም ንምቑጣብ እንታይ ዓይነት ተሽከርከርቲ ትጥቀሙ?

መጋየፅ ማለት ነገራት ወይ ድማ ደቂ ሰባት ሙልክዓትን ሰሓብት ንምግባር ልግበር ልኾነ የኹን ተግባር እዩ። ዕላምኡ እውን ብዙኅ ጊዜ ጽባቐ ምፍጣርን ፍሊ ዝበለ ምግባርን እዩ። ካብቶም ነጊጸሎም ንኽእል ነገራት እንታይ እንታያ ኣለዉ?

ባንዴራ ማለት ናይ ሓደ ሃገር ወይ ድማ መንግሥታዊ ትካላት መለለይ ምልክት ወይ ድማ ጨርቂ እዩ፡፡ ኣብ ባንዴራ ዝርከቡ ዝተፈላለዩሕብርታት ድማ ናይ ባዕሎም መልእኽትን ዕላማን ክህልዮም ይኽእል፡፡ ንስኻትም ትፈልጥዎም ኽንደይ ዓይነት ባንዴራ ኣለዉ?

ትራንስፖርትን ተሽከርክርትን ማለት ደቂ ሰባት ወይ ድማ ነገራት ካብ ሓደ ቦታና ሓደ ቦታ ንምንቅስቓስ ንጥቀምሎም ነገራት እዮም፡፡ ንስኻትም ካብ ቦታና ቦታን ንምንቅስቓስ ትጥቀሙሉ ተሽከርከርቲ እንታይ እንታይ እዮም?

መዝናነዬ ቦታ፡- መዝናነዪ ቦታ ማለት ደቂ ሰባት ማለት እውን ህፃውንቲ ክኾኑ ይኽእሉ ዓበይቲ ክኾኑ ይኽእሉ ካብ ዝነበሮም ጭንቀትን ድኻምን ወፂኦም ኣእምሮኦም ንምሕዳስ ዝመርጽዎ ቦታ እዩ፡፡ ንስኻቶም ከ ኣብ መዝናነዪ ቦታ ኸይድኹም ንባዕልኹም ኣብ ምሕዳስ ኸመይ ኢኹም?

ጫማ ማለት ኣብ እግሪ ልግበር ካብ ጕድኣት፣ ርስሓት ፣ቑርን ካብ ኻልኦት ጐደአቲ ነገራት ንምክልኻል የገልግለና፡፡ ጫማ ካብ ቆርበት፣ ጐማ ኘላስቲኽ ፣ጨርቂ ኻልኦትን ክስራሕ ይኸእል ብተወሳኺ ጫማ ካበይ ይስርሕ ኢልኹም ትሓስቡ?

ሕንፃ ሥራሕን ማለት ሕንጻታትን ኻልኦት መዋቕራትን ተግባራውነትን መልካዕን ድኅንነትንብዘገናዘበ መልክዑ ምትላምን ምፍጣርን ማለት እዩ። ጥንታዊ ስና ሕንጻት ዝበሃሉ የኃ፣ ሓወልቲ ኣኽስሙን ይጥቀሱ። ንስኻትምኸ ተንድንቅዎ ጥንታዊ ስና ሕንፃ እኒኢኹም ዶ?

ሕብረተሰብን ስድራን-ስድራ ብሓዳር፣ ብደም ዝምድና ማለት እውን ውልድን ወላድን ኣሕዋት ዝተኣሳሰሩ ሰባት እዮም፡፡ ሕብረተሰብ ማለት ካብ ስድራ ልዓብን ናይ ዝተፈላለዩ ቤተሰባትን ውልቀሰባትን ጉጅለታት ለካትት እዩ፡፡ ሕብረተሰብ ተስማዕሚዖል ልኽነብሩ እንታይ ክገብሩ እኒኦዎም?

መሰረታዊ ልመዓት ማለት ኅብረተ ሰብ ብሓባር ግልጋሎት ዝረኽበሎም ዝጥቀመሎምን እዮም። ንኣብነት ቤትምህርቲ፣ ጥዕና ትካላት፣ ጽርግያ፣ መብራቲ፣ ማይን ካልኦትን እዮም። ኣብ ኣካባቢኹም እኩል ዝኾነ መሰረታዊ ልምዓት ኣለኩም ዶ?

ታሪክን ተፈጥሮ ታሪኽ ማለት ሰባት ብዝኾነ ኣጋጣሚ ዝሠርሕዎ ናብ ወለዶ ዝመኃላለፍ ዘይርሳዕ ሥራሕ ማለት እዩ ተፈጥሮ ማለት ካቢኢድ ኣታውነት ደቂ ሰባት ነፃ ዝኾነ ተፈጥሮ ነግንዮ ንኽእል ነገር ማለት እዩ ።ኣብ ዓድኹም ካብ ዘለዎም ታሪካት ትፈልጥዎ ኣለኹ?

መሰረታዊ ኣግልጋሎት ማለት ደቂ ሰባት ብሕይወት ልኽነብሩ ወይ ድማ ዝተመሓየሸ ናብራ ንኽነብሩ ከግኒዩዎ ዝግብኦም መሠረታዊ ግልጋሎት ኢልና ንፅውዖ፡፡ ንስኻቶም ኣብ ህይወትኹም እንታይ ዓይነት መሰረታዊ ግልጋሎት ትጥቀሙ?

መጋይፂ ማለት ነገራት ምልኩዓትን ሰሓብትን ኾይኖም ልኽረኣዩ እንገብሮ ዝኾነ ይኹን ተግባር እዩ፡፡ ዕላምኡ ለ ብዙሕ ጊዜ ጽባቐ ምፍጣር ፍለይ ዝበለ ነገር ምፍጣርን እዩ፡፡ ካብቶም ነጊፀሎም ንኽእል ነገራት ትፈጥዎም ኣለዉ ዶ?

መጋየፂ ማለት ነገራት ምልኩዓትን ሰሓብትን ምግባር ልግበርሉ ልኾነ ይኹን ዓይነት ተግባር እዩ፡፡ ዕላምኡለ ብዙሕ ጊዜ ፅባቐ መፍጣርን ፍልይ ልበለ ምግባርን እዩ፡፡ ካብቶም ነጋይፀሎም ንኽእል ነገራት ተሓስብዎም እንታይ እንታይ እዮም?

መሰረተ ልምዓት ማለት ኅብረተሰብ ብሓባር ዝግልገለሎም ኾይኖም ከም ጥዕና ትካላት፣ ጽርግያ፣ መብራህቲ፣ ባንኪ፣ ቤት ትምህርቲ ይጥቀሱ እዮም። ኣብ ዓድና እዂል ዝኾነ መሰረተ ልምዓት እንእዮ ኢልኹም ዶ ትሓስቡ?

መጋየጽ ማለት ነገራት ወይ ድማ ደቀ ሰባት ካፍቲ ዝነበሮም ተፈጥራዊ መልከ ብሊጾምን ደሚቖምን ልክርአዩ እንጥቀሞም ነገራት እዮም ንስኻቱም ነገራት ደሚቛም ልክረአዩ ትጥቀመ መጋየጽታት እንታይንታዮ?

ባንዴራ ማለት ሓደ ሃገር ወይ ትካል ወይ ጕጅለ ልምወካል ለገልግል ምልክት ወይ ጨርቂ እዩ ።ባንዴራ ዝተወሰነ ኅብርታት ቕርፅን ምልክታትን ዘለወ እንትኾን እዚኣቶምለ ልውክልዎ ኣካል ታሪኽ ዓላማታት ከንጸባርቕ ይኽእሉ ።ንስኻቶም ናይ መን መንን ዓድን ባንዴይራ ትፈልጡ?

ሱፐርማርከት ኣቕሓ ማለት ደቂ ሰባት ክጥቀሙሎም ዝኽሉ ዝብልዑ፣ ዝስተዩ፣ ፅሬትካ ንምሕላው ዝጠቕሙ ኣቕሓታት ብጥርናፈ ዝሓዘ ናይ ንግዲ ኣቑሑ እዩ፡፡ ንስኻትኩም ከ ብተደጋጋሚ ትጥቀምዎ ካብ ሱፐርማርከት ኣቕሓ ኣለ ዶ?

ኃይማኖት ማለት እምነት መሠረት ገይሩ ሥርዓት ትምህርቲ ወይ ናይ ምልኾ መንገዲ ማለቲ ኃይማኖት ናይ ሞራልን ስነ ምግባርን መምርሒ ዘጠቓለለይ እዩ ናይ ኣምልኾ ሥርዓት እና ልምድ ለዓበነት ጸሎት መሥዋቲ በዕላትን የካትት ንስኻቶም ኣብ ሃይማኖት ዘለኩም ኣረአያ እንታዩ

ኣትኸልትን ኣሕምልትን ማለት ደቀ ሰባት ንምግብነት ዝጥቀሙ ኣለዎም ነገራት ኾይኖም ካብ ምግብነት ተወሳኺ ንደቀ ሰባት ሕማም ንምክል ኻል ይጠቕምዎም እስኻቶምኻ ብዙኅ ጊዜ ኣትኸልትን ኣኅምልትን ናይ መጥቃምልምደ ኣለኹም።

መሰረተ ልምዓት ማለት ሕብረተ ሰብ መዓረን ብሓባርን ክጥቀሙሎም ዘኽእሉ ቦታታት ማለት እዩ። ንኣብነት ጥዕና ትካላት፣ ቤት ትምህርቲ፣ ባንክን ኻልእቱን ኣለዉ። ንስኻቶም ኣብ ከባቢ እኹል እዂሉ ዝኾነ መሠረተ ልምዓት ኣለኹም ዶ?

መስተታት፡- መስተ ብጠቕላላ ፈሳሲ ልኾነ ነገር ዂሉ ኣጥቓሊሉ ሕዚ እዩ፡፡ ደቂ ሰባት ፅምኦም ንምርዋይ ዝበልዕዎ ነገር ንምውሓጥ ይጥቀሙሉ፡፡ ልኣብነት መስተ ልበሃሉ ማይ፣ ሻሂ፣ ቡና ፣ሜስ ንስኻትኩም ካብ ትጥቀምዎ መስተታት እንታይ እንታይ እዮ?

ምግብታት ፣ምግቢ ማለት ደቂ ሰባት ብሕይወት ንኽነብሩ ካብዞም ዘድልዎም መሠረታዊ ነገራት ሓደ ኾይኑ ተወሳኪ ደማ ሕማም ንክንከላኻል ኃይሉ ጉልበትን ንኽንረክብ ይሕግዘና። እስኻቶም ብፉሉይ ትፈትውዎ ምግብ ኣለኩም ዶ?

ጥበብን ባህልን ናይ ሓደ ማሕበረ ሰብ መነባብሮ ዝግለፀሉን ዘንፀባርቐሉን መንገዲ ኾይኑ ጥበብን ባህልን ተሃልዩን ተተዓቂቡን ክኻየድ ዘለዎ ነገር እዩ፡፡ ባህልናን ጥበብናን ዓቂብና ንኽንኸድ እንታይ ኽንሰርሕ ኣለና?

ገዛን መንበርን ማለት ደቀ ሰባት ነውዓሎም ካብ ጕድኣት ምክልኻልን ንመጽደልን ንመደቀስን ዝጥቀሙሉ ቦታ እዩ ዘተፈላለዩ ዓይነት ገዛ ኣለዉ ንስኻትን ትፈልጥቦም ዓይነት ገዛ ኣለዉ ዶ

ናይ ገዛን በራኻን እንስሳት ናይ ገዛ እንስሳት እንብሎም ምስ ሰባት ተላሚዶም ክነብሮ ዝኸእሉ እንሳት እንተኾኑ ናይ በራኻ እንስሳት ማለት ድማ ምስ ደቂ ሰባት ተላሚዶም ክኻዱ ዘይኸብሉ እንስሳት እዮም። ናይ በራኻ እንስሳት ንምንታይ ምስ ሰባት ክላሙዶ ኸም ዘይኸእሉ ትፍልጥዶ?

መጋየጽ ማለት ሰባት ወይ ድማ ነገራት ካብ ዝነበሮም ተፈጥረኦዊ መልከእ ደሚቂምን በሊጾምን ንኽረአዩ ወይ ድማ ሰሓብቲ ንክኾኑ እንገብሮ ዂላዓይኒት ተግባርዩ ንስኻቶም መጋየጽ ትጥቀሙዶ?

ጥበብን ባህልን ናይ ሓደ ማሕበረ ሰብ መንነት ዘንጸባርቑን ዝገልጹን ኾይኖም ንማሕበረ ቝጠባዊ ዕቤት ይሕግዙ፡፡ ጥበብናን ባህልናን ሓሊናን ኣቂብናን ክንኸይድ ይግብአና፡፡ ንስኻትኩም ከ ጥበብኩምን ባህልኹምን ዓቂብኩም ኣብ ምኻድ ኸመይ ትሰርሑሉ?

ምግብታት፡- ምግቢ ማለት ደቂ ሰባት ብህይወት ልክነብሩ ካብ ዘድልይዎም መሠረታዊ ነገራት ሓደ ኾይኑ ብተወሳኺ ደማ ሕማም ንክከልኸሉን ሓይልን ጥንካርን ኽረኽቡዉን ይሕግዞም፡፡ ንስኻቶም ብፉሉይ ትፈቲይዎ ምግቢ ኣለኹም ዶ?

ታሪክን ተፈጥሮን፡- ታሪኽ ማለት ደቂ ሰባት ብዝኾነ ተጓንፎ ዝሰርሕዎ ዘይርሳዕ ስራሕ ንወለዶ ዝመሓላለፍ ማለት እዩ፡፡ ተፈጥሮ ድማ ብዘይ ምንም ኢድ ኣኣታውነት ደቂ ሰባት ዝርከብ ተፈጥራዊ ነገር ማለት እዩ፡፡ ንስኻቶምካ ኣብይ ቦታ ኸም ዘይትርስዕዎ ታሪኽ ን ተፈጥሮን ኣለኩም ዶ?

ትምህርቲ ማለት ደቂ ሰባት ናይ ታሕሳስባ ለውጥን ከምፅኡ ወይ ድማ ፍልጠት ከግንዩ ዝሓሸ ናይ ታሓሳስባ ብርኪ ክህልዮም ዝጠቅመና እዩ፡3 ትምህርቲ ብዝተፈላለየ መንገዲ ኽንረኸቦ ንኽአል ብምንታይ ብምንታይ ኽንረኽቦ ንኽአል?

ሙዚቃ ማለት ደቂ ሰባት ስሚዒቶም ማለት ድማ ሓዘኖም ደስቶኦም ጭንቆምን ዂሉ መልእኽቶም ከመሓላልፍሉ ዝኸሉ ናይ ጥበብ ክፋል እዩ፡፡ ንስኻትኹም ሙዚቃ ብደመንቢ ትሰምዑ ዶ?

መፋለጢ ሰባት ስራሕቶምን ወይ ድማ ንዕዳጋ ዝቕርብዎ ኣቝሑትን ብሰባት ተመረፂ ንክኾኑ ዝገብርዎ ናይ ምልላይ መንገዲ እዩ። ንሳኻትም ኸ ብመፋለጥ ተሳሒብኾም ዝገዛእኹምዎ ኣቅሓ ኣለኩም ዶ?

ሕርሻን ግብርናን ማለት ደቂ ሰባትን እንስሳትን ንምግብነት ንጥቀመሎም ፍርያፍ ነፍርየሉ መንገዲ እዩ፡፡ ሕርሻ ድማ መብዛሕትኡ ጊዜ ኣብ ገጠራት ኣካባቢ ዝካየድ ስራሕቲ እዩ፡፡ ኣብ ዓድና ሕርሻ ናብ ዘመናዊ መንገዲ ንምምጻእ እንታይ ተሰሪሑ ኢልኩም ትሓስቡ?

ፋሽን ማለት ደቂ ሰባት ድሌቶም ንምምላእ ዝገብርዎም ጊዜኦም ዝሓለዩ ኣከዳድና ፀጕሩ ኣሠራርሓን ካልኦትን ዘጠቓለለ እዩ፡፡ ንስኻትኩም ኣሕበትኹም ፋሽን ሰዓብቲ ዲኹም ወይስ?

ጫማ ማለት ኣብ እግሪ ልግበር ካብ ጕድኣትን ርሳሓትን ቁርን ካብ ኻልኦት ጕድኣት ልምክልኻል የገልግለና፡፡ ጫማ ካብ ቖረበት፣ ጐማ፣ ኘላስቲኽ ፣ጨርቂ ዝተፈላለየ ነገራትን ክሥርሕ ይኸአል፡፡ ንስኻትኩም ከ ብተወሳኺ ጫማ ኽስርሐሎ ዝኽእል መንገዲ ትፈልጡ ዶ?

ሕርሻ ማለት ንደቀ ሰባትን እንስሳትን ንምግብነት ንጥቀመሎም ነገራት ንምግናይ ዝጠቕመና እዩ ሕርሻ መውዙሕቲ ጊዜ ኣብ ገጠራት ኣካባቢ ዝካየድ ሥራሕ እዩ ኣብ ዓድና ሕርሻ ናብ ዘመናዊ መንገዲ ንምምጻእ እንታይተሠሪሕ ኢልኹም ተሓስቡ

ናይ ገዛን ብሮ ነቕሩ ናይ ገዛእ ሕኒእብሎም ኣብ ገዛ ሥራሕትና ንምስላጥ እንጥቀሙ ኣለማቝሕ እንተኾኑ ናይ ቢረቕሕ ድማ ኣብ ቢሮ እንሥርሖ ሥራሕቲ ልምስላጥ እንጥቀሞ ኣለመቕሑ እየም ናይ ገዛ ሕዚበሃሉ እንበልዓሎም እንሰት የሎም ናይቢረቕሕ ዚበሃሉ ድማ እንቕመጠሎምን እንጽሕፈኣሎምን እንተኾኑ ንትኻትም ካብ ትፈልጥዎም ናይ ገዛን ቢሮ ነቕሩ ዓብሩ።

ናይ ገዛ ኣቕሑ ማለት ደቂ ሳባት መዓልታዊ ናብሮኦም ንምስላጥ ዝጥቀሙሎም ናይ ገዛ ናውቲ ማለት እዮም፡፡ ንኣብነት እንበልዓሉ ብያቲ፣ እንሰትየሉ መስተይ ኻልኦትን ዘጠቓለለ እዩ፡፡ ንስኻትኩም ብበዝሒ ትጥቀሙሉ ናይ ገዛ ኣቑሑ ኣለ ዶ?

ሥራሕ ማለት ልወዲ ሰብ ወሳኒ ካብ ዝበሃሉ ነገራት ሓደ እዩ ህላውዑን ጽድዑን ንምምኅዳር ዘድልዮኣታዊ ከግኔሉ ዝኽእል ናይ እምሮዕ ወይ ናይብልበት ጸዓር እዩ ምስኻትምከ ኣብ ኸሚ ዓይነት ሥራሕ ተዋፊርኾም ኣለኹም?

ተፈለጥቲ ሰባት ማለት ሰባት ንክፈልጥዎም ብዘለዎም ፈልጠትን ኽእለትን ሞያን ዝሓሽን ጽቡቕ ስራሕን ዝሰርሑ ሰባት እዮም ። ንስኻትኵም ኣብ ሕይወትኩም ፅዕንቶ ዝፈጠረልኩም ተፈላጢ ሰብ ኣሎ ዶ?

እስጶርት ማለት ሰባት ኣካላውን ጠናውን ለውጥን ምግናይ ንምነቐቓሕ ኢሎም ዘሠርሕቦ ብዙኅ ዓይነት ኣካላዊ ምን ቀሥቓት ዘኃዘ እዩ ንስኻቶኩም እስጶርት ናይ ምሥራሕ ልምዲ ኣለኹም

መፋለጢ ሰባት ስራሕቶምን ምህርቶምን ብዓደግቶም ወይ ድማ ብተጠቀምቶም ተመረፅቲ ንኽኮኑ ዘላሊይሉ መንገዲ እዩ፡፡ ንስኻትኩም መፋለጢ ስሒብኩም ተዕደግኹምዎ ኣቕሓ ወይ ድማ ዝተጠቐምኹምዎ ኣገግሎት ኣለኩም ዶ?

ሃይማኖት ማለት ደቂ ሰባት ባዕሎም ፈቒዶምን ደልዮምን ብዘይ ናይ ማንም ፅዕንቶ ዝኸተልዎ ናይ እምነት መንገዲ እንትኸውን ኣብ ሃገርና ዝተፈላለዮ ዓይነት ሃይማኖታት ኣለዉ፡፡ ንስኻትኩም ኣየኑ ዓይነት ሃይማኖት ትኽተሉ?

መፅሓፍ ዝተፈላለዩ ፅሑፋትን ምስልታትን ኣኪቡ ዝሓዘ ዝተፃሕፈ ዝተሓተመ ሰነድ እዩ፡፡ መፅሄትን ጋዜጣን ሓድሽ ነገር ወቕታዊ ዝኾኑ ዜናታት ነግንየሉ መንገዲ እዩ፡፡ ንስኻትም ከ ወቕታዊ ዝኾኑ ዜናታት ወይ ድማ ዘይትፈልጥዎም ነገራት ልምፍላጥ ትጥቀሙሉ መንገዲ እንታይ እዩ?

መጋይፂ ማለት ሰባት ወይ ድማ ነገራት ካብ ዝነበሮም ትፈጥራዊ መልከዕ ብዝበለጸ ደሚቀሙን መልኪዕምን ንክረአዩ ዝገብር ዝኾነ ይኹን ተግባር እዩ። ንስኻቱም ትፈልጥዎም መጋየፅታት ኣለዉ ዶ?

ናይ ገዛን በረኻን እንስሳት-ናይ ገዛ እንስሳት ማለት ምስ ደቂ ሰባት ተላሚዶም ክነብሩ ዝኽእሉ እንስሳት እንተኾይኑ ንኣብነት ከም ድሙ፣ ከልቢ ካልኦትን፡፡ ናይ በረኻ እንስሳት ድማ ምስ ደቂ ሰባት ተላሚዶም ክኸዱ ዘይኽእሉ እንስሳት እንተኾኑ ለኣብነት ኣንበሳ፣ ነብሪ፡፡ ንስኻትኩም ከ ናይ በርኻ እንስሳት ትፈርሑ ዶ?

ስጶርት ማለት ብዙኅ ዓይነት ኣካላዊ ምንቀሥቓት ዝሓቖፈ ኾይኑ ጥዕናና ነምሐላው ኣካላዊ ለውጢል መምጻዕ ኣቕምራዊ ንእኃት ንኽህልወና ይሕግዘና ስጶርት ካብ ዝበሃሉ ንኣበነት ኲዑሥተ እግሪ ጕያ ኻልኦትን ኣለዉ ንስኻቶም ከታይ ዓይነት ስጶርት ናየምስራሕ ልምዲ ኣለኩ

ሥራሕ ደቀ ሰባት በሊዖ ምን ሰትዮሙን ተኸዲኖምን ንክኸዱ ሥራሕ ወሳን ነገር እዩ ምኽንያቱ ሥራሕ እንተ ሠሪሖም ኽፍሊት የግንዩ ዝኽፍሊት መሠረታ ወድሊቶም ከምማሉ ይኽእሉ ንስኻቶምካ እንቲዓይነ ሥራሕ ሠርኁ?

መጋየፅን መመላኽዕን ማለት ደቂ ሰባት ወይ ድማ ነገራት ካብ ዝነበሮም ተፈጥራኣዊ መልከዕ በሊፆምን ደሚቖምን ልኽረአዩ ዝግበር ዂሉ ዓይነት ተግባር እዩ፡፡ ንስኻትኩም ከ መጋየፅን መመላኽዐን ዝጥቐሙ ዶ?

ሙዚቃ ማለት ናይ ደቂ ሰባት ስሚዕት ዝንፀባርቕሉ መንገዲ እዩ፡፡ ሙዚቃ ከዘናግዑ ዝኽእሉ፣ ከምህሩ ዝኽእሉ፣ ከነቓቕሑ ዝኽእሉን ናይ ደቂ ሰባት ስሚዕት ሓዘን ክኸውን ይኽእል ደስታ ዝንፀባርቑሉን መንገዲ እዩ፡፡ እንታይ ዓይነት ሙዚቃ ተዳምፁ?

መፅሓፍን ጋዜጣን ዝተፈላለዩ ሓበሬታን ጊዜኦም ዝሓለዉ ፍፃመታትን ጠርኒፎም ዝሓዙ ሓድሽ ነገር ክነግንየሎም ንኽእል መንገድታት እንትኾኑ ንስኻትኩም ከ ሓድሽ ነገር ንምግናይ ትጥቀሙሉ ሜላ ኣለኩም ዶ?

ቤት ምግብን መስተን ማለት ዝተፈላለዩ ዝብልዕ ምግብታትን ዝስተዩ መስሳትን ክንረኸበሉ እንኽእል ዓብዪ ናይ ንግድ ትካልእዩ እስኻቶም ኣብ ቤት መስተን ምግብን ካይድኹም ኣገልግለት ጥቐሙዶ?

ዜና ኣብ ዓለም ዙርያ ሓሽቲ ዝትፈጠሩ ነገራት ሓድሽቲ ሓብሬታታት ዝነግረና ናብመረኽኣፍቲ ሓፋሻት ሜላ እዩ ዜይና ነግነየሎም ንኽእሊ መንገድታት ተሌፊጅን ሬድዮ ኻልእቱን እዮም ዜና ኣብ ናወዲ ሰብ ሕይወት ልዑል ጽዕንቶ የኅድር ኢልኩም ተሓስብዶ፡፡

ሙዚቃ ማለት ደቂ ሰባት ስሚዒቶም ንምግላጽ ዝጥቀሙሉ ናይ ድምፂ ጥበቢዩ ሙዚቃ ኽንሰምዕኻለና ዘዘናጕዕ ክኾኒ ኽእሉ ዘምህሩ ክኾኒ ኽእሉ ዘነኣእሑ ክኾኑ ይኽእሉ ንስኻቶም እንቲ ዓይነት ሙዚቃ ምድማጽ ትፈቱ።

ኣርማ ማለት ናይ ሓደ ዝኾነ ዓይነት ግልጋለት ንረኽወሉ ቦታ መፍለይ ምልክት ማለት እንትኸውን ለኣብነት ናይ ንግድትካል ክኾኒ ኽእል መንግሥታዊ ትካላት ክኾኒ ኽእሉ ብፉል ንፈልጠሎም ወይ ድማ ለዓኦም ንመርጸሎም ምልክት እዩ። ብፉሉ ትዝክርዎ ኣርማ ኣለኩም ደንስኻ ትምካ?

ተፈጥሮ ማለት ወዲ ደቂ ሰባት ምንም ዓይነት ኢጣትውነት ከእት የሎም ብተፈጥሮ ብሻ ኽነግንዮም ንኽል ነገራት እዮም ለኣብነት ኣየር ተኸልታት ዘተፈላለዩን እዮም ኣካባቢ ማለት ድማ ተፈጥሮን ማኅበረ ሰብን ብሓደ ዘረከቡሎምቦታ እዮም ንስኻትም ካብ ትፈልጥዎም ተፈጥራዊ ነገራት እንታይ እንታይንዮም።

ማሕበራዊ ሚድያ ማለት ብዙሓት ሓድሽቲ ሓበሬታትን ብዙሓት ጊዜኦም ዝሓለዉ ፍጻመታትን መምሃርትን መዛናናጋዕትን ዝኾኑ ሓበሬታት ክነግኔየሉ ንኽእል መንገድታት እዮም፡፡ ንስኹም ካብ ማሕበራዊ ሚድያ እንታይ ትጥቀሙ?

ሱፐርማርኬት ኣቑሑ ማለት ደቂ ሰባት ክጥቀሙሉ ዝኽእሉ መሳርሒ ዝብልዑ፣ ዝስትዩ፣ ፅሬት ንምሕላው ዝጠቕሙ ብዙሓት ኣቑሑታትን ክንረኽበሉ ንኽእል ዕብይ ዝበለ ናይ ንግዲ ትካል እዩ፡፡ ንስኻትኩም ሱፐርማርኬት ከይድኩም ኣቑሑት ትገዝኡ ዶ?

ገዛን መንበርን ማለት ደቂ ሰባት ንባዕሎም ካብ ጕድኣትን ካብ ፀሓይን ቑርን ንፋስን ምክልኻል ዝጥቀምሉ መንበሪ ቦታ እዩ፡፡ ዝተፈላለዩ ዓይነት መንበርን ገዛታት ኣለዉ፡፡ ምስኻቶም ትፈልጥዎም ዓይነት ገዛ ኣሎ ዶ?

መጋየጽ ማለት ነገራት ምልኰዓትን ሰሓብትን ልምግባር ልግበር ልኾነ የኾን ተግባርእዩ ዕላምኡላ ብዙኅ ጊዜ ጸባቐይመፍጣርን ፍሊ ዝበለ ምግባርኒ ካብቶም ነጊጸሎም ንኽእል ነገራት ኢልኹም ተሓስዎም እንተየንታይ እየ።

ምግብታት ምግቢ ማለት ካፍቶም ነደቀ ሰባት መሠረታዊ እዮም ዝበሃሉ ነገራት ሓደ እዩ ብተወስታኽ ደማ ደቀ ሰባት ሕማም ንምክልኻል ዕለታውን ኣብ ሮኦም ንምልፋ ኣብ ዝገብርዎ ሥራሕ ኃይልን ጕልበትን ክረኽዉ ይሕገዞም ንስኻቶምኸንቲይ ዓይነት ምግብት ፈቱኑ።

ተፈጥሮን ኣካባብን፡- ተፈጥሮ ማለት ደቂ ሰባት ምንም ዓይነት ኢድ ኣእታውነት ከየእተየሎም ተፈጥሮ ብቻ ኽንረኸም ንኽአል ነጋራት ማለት እዮም፡፡ ንኣብነት እነተንፍሶ ኣየር ክኾን ይኽእል ፣ ፀሓይ ዝመሳሰሉ እዮም፡፡ ኣካባብን ማለት ተፈጥሮን ደቂ ሰባትን ብሓባር ተስማዕሚዓም ዝነብሩሉቦታ እዩ፡፡ ንስኻትኩም ኸ ናይ ተፈጥሮ ተጠቀምቲ ዲኹም?

ገዛ መንበርን ማለት ደቂ ሰባት ንባዕሎም ካብ ጕድኣት ንምክልኻልን ካብ ቑርን ፀሓይን ንምፅላልን ዝጥቀሙሉ ቦታ እዩ፡፡ ዝተፈላለዩ ዓይነት ገዛ ኣለዉ፡፡ ንስኻትኩም ትፈልጥዎ ዓይነት ገዛ ኸ እንታይ እዩ?

ገዛን መንበርን ማለት ደቂ ሰባት ንባዕሎም ካብ ዝተፈላሊየ ሓደጋታት ንምሕላው፣ ንምዕራፍን፣ ንምጽላልን ዝጥቀሙሉ ቦታ እዩ። ዝተፈላለዩ ኣሰራርታት ገዛ ኣለዉ። ንስኻቶም ብፉሉይ ትፈቲዎ ኣሠራርሓ ገዛ ኣለዶ?

ሕርሻ ማለት ደቂ ሰባትን እንስሳትን ንምግብነት ንጥቀመሎም ተኽልታት ንምግናይ ዝጠቕመና መንገዲ እዩ። ሕርሻ ድማ መውዙሕትኡ ጊዜ ኣብ ገጠራት ኣካባቢ ዝካየድ ሥራሕ እዩ ኣብ ዓድና ሕርሻ ናብ ዘመናዊ መንገዲ ንመምጻእ እንታይተሠርሕ ኢልኹም ተሓስቡ?

መጋይፂ ማለት ኣብ ነገራት ክኾኒ ኽእል ኣብ ደቂ ሰባት ክኾኑ ይኽእል ምሉኰዓትን ሰሓብትን ለምግባር ልግበር ልኾኑ የኾነ ኣይነት ተግባርእዩ ዕላምኡለ ብዙኅ ጊዜ ጸባቓ ምፍጣር ፍሊ ልበለ ነገር ምፍጣር እዩ ካብቶም ነጊጸሎም ንኽእል ነገራት እንታይንታይኣለዉ።

መጋየፅን መመላኽዕን ማለት ደቂ ሰባት ክኾኑ ይኽእሉ ነገራት ክኾኑ ይኽአሉ ካብ ዝነበሮም ተፍጥራኣዊ መልከዕ በሊጾሙን ደሚቖምን ልኸረአዩ እንገብሮ ዂሉ ዓይነት ተግባር እዩ፡፡ ንስኻትኩም መጋየፅን መመላኻዕን ትጥቀሙ ዶ?

ንግድን ምትዕድዳግን ማለት እስኻ ኽተፍርእዮም ትኽእል ነገር እስኻ ኽተፍርዮም ብዘይትኽእል ነገር ምቕያር ማለት ይኡ ለዓበነት እስኻ ኣትክልቲ ተፈርት ኴይንካ ኣትክልቲ ሂብኻ ገንዘብ ምቕባል ማለት እዩንስኹም ክኣበየን ዓይነት ንግዲ ተሰቲፉምሎ

መሳርሒ መሳርሒ ማለት ኣብ ዂሉ ንሰርሖ ዓይነት ስራሕ ስራሕትና ልምስላጥ ልሕጉዝና ዓይነት መሳርሕ እዮም ንስኻቶም ኣብቲ ትሰርሒዎ ስራሕኹም እንታይ ዓይነት መሳርሕ ትጥቀሙ?

ስጶር ማርከት ኣቕሑ ማለት ደቂ ሰባት ክጥቀሙሎም ዝኽእሉ ኣሓክኾኒ ኽእል ዝብላዕ ክኾኒ ኽእል ዝስተ ክኾኒ ኽእል ዂሉ ነወዲ ሰብ ዝጠቅም ኣኪቡ ዝኃዘ ናይ ንግዲ ትካልእዩ ንስኻቶም ብተደጋጋሚ ካብ ስጶር ማርከት ትገዝበ ሓነ ኹምዶ።

እፅዋት ማለት ኣብ መሬት ልግነዮ ብዓርሶም ምግቢ ከዳልዩ ዝኽሉ ህይወት ዘለዎም ነገራት ብምልኦም እዮም እዚኦም ሃም ኣትኽልቲ ሱራትን ኻልኦትን ዘጠቓለለ እዩ እፅዋት ልወዲ ሰባት ታይ ዓይነት ጥቅሚ እኒኣዎ ኢልኩም ትሓስቡ?

ተፈጥሮን ኣካባብን ተፈጥሮ ማለት ካብ ኢድ ኣታውነት ደቂ ሰባት ነፃ ዝኾነ ብተፈጥሮ ጥራሕ ኽንረኽቦ ንኽእል ነገር ማለት እዩ። ኣካባብ ድማ ተፈጥራዊን ሰብ ስራሕ ነገራትን ብሓባር ክንረኽበሉ ንክእል ቦታ እዩ ንስኩም ናይ ተፈጥሮ ኣድነቅቲ ዲኩም።

ጥበብን ባህልን ናይ ሓደ ማኅበረ ሰብ መንነት ዘንጸባርቑን ዝገልጽን ኾይኖም ንማኅበረ ቝጥዋዊዕቤየት ይሕግዙ ባህልን ጥበብን ተዓቒቦምን ተሓልዮምን ክኸዱይ ይግባእ ።ኣብ ዓድና ብዝግባእ ባህልእና ዓቂብና ናምኻድ ልምድይ ኣለና ዶልኹም ተሓስቡ?

ማሽናት፡- ማሽን ማለት ኣብ ገዛ ክኾን ይኽእል ወይ ድማ ኣብ ስራሕ ቦታ ስራሕ ኣቲና ንምቕላልን ምስላጥን ዝሕግዘና መሳርሒ እዩ፡፡ ንስኻቶም ኣብ ገዛኹም ወይ ድማ ኣብ ስራሕኹም ትጥቀምሉ ማሽን ኣለኹም ዶ?

ናይ ገዛ ሑ ማለት ደቂ ሰባት ኣብ መዓልታውመነባበሮኦም ንምብላዕ ወይ ድማ ንምስታይ ዝኾነ ነገር ንምሥራሕ ዘጥቆሙሎም መሠህሕተት ማለት እዮም ለኣብነት ዝበልዕሉ ቤያትክኾንይ ኽእል ዝሰትሉ ነገር ሓክኾነኽእል ምስኻትም ኽብቲ ደጋጋሚት ትትቆምሉ ናይ ገዛእ ሓ ኣለዶ?

መሠረትዊ ልማዓት መሠረተ ልመዓት ማለት ኅብረተሰብ ሓባር ግልጋለት ልረኸወሎም ቦታ ኾይኖም ሃም ጠናተ ካላት ጸርጊያ መብራህቲ ባንኪ ቤትምህርቲ ዝመሳሰሉን እዮም። ኣብ ዓድና እሁል ዝኾነ መሠረተ ልምዓት እንዮ ኢልኹምለተሓስ?

ሥራሕ ማለት ሰባት መሠረታ ድሌየቶም ንምምላእ ዘድልዮም ኣታዊ ንምርካ ገብርዎ ዝኾነ የኹን ዓይነት ተግባር እዩ ።ሥራሕ ንወልቀ ሰባትን ሃገርን ቅጥዓዕ ቤት ኣድላይ እዩ። ንካትኻቶም ኣብ ኸመይ ዓይነት ሥራሕ ተሰቲፉም ኣለኹ?

ዜና ማለት ሓደሽትን ዝተለመዱን ሓበሬታ ፍጻመታትን ልመሓላለፈሉ መንገዲ እዩ፡፡ ዜና ብዝተፈላለዩ መንገዲ ኽመሕላለፍ ይኽእል፡፡ ብሬድዮ ፣ ብተሌቪዥን ፣ብጋዜጣ ብኻልኦትን ንስኻትኩም ሓደሽቲ ነገራት ካብ ዜና ምግናይ ልምዲ ኣለኹም ዶ?

ናይ ገዛን በርኻን እንስሳት፣ ናይ ገዛ እንስሳት ማለት ምስ ደቂ ሰባት ተላሚዶምን ኃቢሮም ክነብሩ ዝኽእሉ እንተኾኑ ናይ በረኻ እንስሳት ደማ ምስ ደቂ ሰባት ተላሚዶምን ኃቢሮምን ክነብሩ ዘይኽእሉ እዮም። ትፈትዎ ናይ ገዛ ወይ ድማ ናይ በርኻ እንስሳ ኣለኹም ዶ?

ባህላዊ ሕክምና፣ ባህላዊ ሕክምና ማለት ሰባት ብዘይ ምንም ትምህርትን ፍልጠትን ብልምድ ብቻ ተለዒሎም ንሕክምና ኣገልግለት ዝህብሉ ቦታ እዩ። ንስኻትኩም ባህላዊ ሕክምና ትጥቀሙ ዶ ኣይትጥቀሙን?

ባንዴራ ማለት ናይ ሓደ ሃገር ወይ ድማ መንግሥታዊ ትካል መለለይ ምልክት ዘለዉ ጨርቂ እዩ፡፡ ኣብኡ ዘለዉ ሕብርታት ድማ ናይ ብባዕሎም ዝኾነ መልእኽትን ዕላማን ክህልዮም ይኽእል፡፡ እስኻትኩም ብፍሉይ ትዝክርዎ ወይ ድማ ትፈለጥዎ ባንዲራ ነይሩ ኣለኩም ዶ?